ጀነራል ኣብርሃ ወልደማርያም ወይ ከዓ ብቕፅል ሽሙ ኳርተር እናተብሃለ ዝፍለጥ ኣብ 58 ዓመቱ 2011 ብመስዋእቲ ዝተፈለየ ጀነራል ኳርተር።

መሸጥን ፅገናን ከምውን ክራይን ናይ ሳይክል ወይ ከዓ ናይ ብሽክሌታ መካረይ መሸጢ ከምውን ና ፅገና፡፡